ቦንዳታት ማለት ቦንዳታት ካብ ብዙሕ ዝተፈላለየ ጨርቅታት ዝተኣከበ ወይ ድማ ካብ ዝሞቱ ህሉዋት ዝኰታ ካብ ዝተፈላለየ ዝተኣክበ ጨርቕታት ማለት እዩ

ቦንዳ ማለት ውዳቕ ወይካ ሕሳር ማለት ቦንዳ የትም ጊዜ ቦንዳ ዘብልቃል ሕሳር ማለት ይበቅ ሕሳር ክንወንከለና ድማኒ እቲ ጨርቂ ብሕሳር ዋጋ እንረኽቦ ማለት እዩ።

ጥረገንዘብ ማለት ኣብ ጅባኻዝ እተሓዝ ወይ ድቕርሺ ወይ ዱማነ ሰናት ማለት እየ ጥረገንዘብ ብስተፈላለየ ናወቲ ብምሥራሕ ይርከብ::

ናይ ገዛ ኣቑሑት ነጋዴ፡- ናይ ገዛ ኣቝሑት ነጋዴ ኽንብልክለና እቶም ነጋዴታት እንድሕርድኣ ኣቋሪፆም እቲ ሕብረተ ሰብ ድማ ኣቕሓ ናይ ምግዛእ ምቊራጽ የጋጥሞ እዙይ ማለት ኣቕሑ ይውድኡ ኣለው ማለት እዩ፡፡

።ጥረገንብ ጥረገንዘብ ሕይወት ወዲ ሰብ እዩ ኢልናምገልጸኑኽል ጥረገንዘብ ማለት ሓደ ወዲ ሰብ ክነብር ክመሃር ኽበልዕ ክሰት እንተኾይኑ በቲ ጥረገንዘብ ገይሩ ዳዓደገ ይጥቀም።

ናይ ገዛ ኣቕሑት ነጋዴታት፡- ናይ ገዛ ኣቕሑት ነጋዴታት ኣዚዮም ትርፈኛታት እዮም፡፡ ምህንያቱም ብዙሓት ሕ/ሰብ ኣብ ሓደ ኸባቢ ስለ ዝርከቡ በቲ ኣቝሑ ድማ ብዝተፋላለ ኣቝሑ ስለዝሸጡ እቶም ነጋዴ ናይ ገንዘብ ትርፈኛታት እዮም፡፡

ናይ ገዛ ኣቁሑት ነጋዴ ናይ ገዛ ኣቁሑት ነጋዴ ክባሃል ከሎ ብክልተ መንገዲ ክንርኦ ንክእል እቶም ነጋዴ ኣታዊ ንምርካብ እቶም ኣቁሑት ድማ ሕብረተሰብ ገንዘቦም ብምክፋል እቲ ኣቅሓ ክጥቀሙ ይገብር።

ናይ ገዛ ኣቕሑት ነጋዴ ናይ ገዛ ነጋዴ ኣቑሑ ክበሃሉ ብማሽን ዝተሰርሑ ከም ኣብነት ብራድ- ብራድ ኅብረተሰብ ዝጥቀመሉ እዩ፡፡ ከም ኣብነት ከም መፍልሒ ሻሂ ይጥቀመሉ፡፡

ቦንዳ ማለት ኣብ ሓደ ከባዊ ወይ ድማ ኣብ ሓደ ቦታ ዘቕመጥ ኣቕሚጥካ ዝሽየጥ ክዳውንቲ ኾይኑ ቦንዳ ማለት ትወናጥረሹሙ ሕሳር ዝዋጕኡ ማለቲ ወይ ድማ ሰብ ዝለበሶ።

እንሹራንስ እንሽራንስ ማለት ዝተፈላለያ ተሽከርከርቲ ዝዘምዘገባሉ ኾይንን ኣብቲ ቦታ ዝተመዘገባሉ ኣብ ዓመት ልዕሊ ኣርዓሽሕ ብምኽፋል ሓደጋ ምስ በጽሐን ድማ ነዝ ሰብ እንተመይትውን ወይ ንውዕለን ተተወዲአን መሊሱ ዘድኅነን እዮ።

ቦንዳ ማለት ድኻ ዝጥቆመሉ ዓይነት ጨርቂ እዩ፡፡ ምኽንያቱም ብጣዕሚ ሕሳር እዩ፡፡ ብጣዕ ሚ መዳወይ እዩ፣ ስለዙይ ቦንዳ ናይ ድኻ ዓቕሚ ዘለዎ እዩ፡፡

ናይ ገዛ ኣቕሑት ወይ ድማ ናይ ገዛ ቕሑት ነጋዴ ኣብ ሓደ ኽባቢ ዝርከብ ዓብዪ ድንኳን ብመውፃእ ነቲ ሕብረተ ሰብ ዝጥቀምሉ ኣቝሑ ምቕራብ ማለት እዩ፡፡

ናይ ገዛ ኣቕሑት ነጋዴ፡- ናይ ገዛ ኣቕሑት ነጋዴ ክንብል ከለና ንሕብረተ ሰብ ዓብዪ መእገር እዩ፡፡ ምኽንያቱም እቲ ናይ ነጋዴ ናይ ኣቑሑ ዘምጽእዎ ትሕብረተ ሰብ ድማ ገዚኡ ንኡኡ ብምግዛእ ኣብዙይ ክልቲኦም ውሃብን ተቐባልን ኮይኖም...